ትምህርቲ ኣዝዮም ጠቀምቲ ካብ ዝኮኑ ነገራት ሓደ ኮይኑ ከም ፍልፍል ፍልጠት ኮይኑ የገልግል ካብ ዝተፈላለዩ ቦታታት ኣካላት ድማ ክንረክብ ንክእል ኢና። ንሳቶም እውን ካብ ዝፈልጥ ሰብ መፅሓፍ ካብ ዓርኪ ክንረክብ ንክእል ኢና ንስኩም ከ ትምህርቲ ጠቃሚ እዩ ኢልኩም ትሓስቡ ዶ?

ዜና ኣብ ዓለም ሓዱሽ ነገር ዝተፈጠረ ምሕባር ዝጠቅም ኮይኑ ዝተፈላለዩ ዓይነታት ዜና ድማ ኣለዉ። ንወድሰብ ዜና ብጣዕሚ ጠቃሚ እዩ። ኣብ ዕቤት ሓንቲ ሃገር ዝለዓለ ረብሓ ዘለዎ ኾይኑ ዜና ዝተፈላለዩ ኣካላት ክወሃብ ይኽእል እዩ። ንስኹም ከ እንታይ እንታይ ዓይነት ዜና። ትፈልጡ?

ሃይማኖት ወዲሰብ ኣብ ዓለም ክነብር ከሎ ኣዝዮም ካብ ዘድልዩዎ ነገራት ሓደ ኮይኑ ዕለታዊ ምቅስቃስ ናብርኡ ብጣዕሚ ኣድላይ እዩ፡፡ ዝተፈላለየ ዓይነታት ሃይማኖት ክህልው ይክእሉ እዮም፡፡ ኣብ ዓለም ድማ ብጣዕሚ ብዙሓት ሃይማኖት ኣለው፡፡ ንስኩም ከ ወዲሰብ ክነብር ከሎ ሃይማኖት ኣድላይ እዩ ኢልኩም ትሓስቡ ዶ?

መጋየፅን መመላኽዕን ወድሰብ ካብ ዝጥቀመሎም ነገራት ሓደ ኮይኑ ዘለዎ መልክዕ ንምጉላህ ይጥቀመሉም እዩ። ዝተፈላለዩ ዓይነታት መጋየፂ መመላኽዕን ኣለዉ። ካብ ዝተፈላለዩ ዓይነት ኣቁሑ ድማ ይስርሑ። ኣብ ሃገርና ዝተፈላለዩ መጋየፅን መመላክዕን ኣለዉ ።ንስኹም ከ ታይ ዓይነት መጋየፅን መመላኽዕን ትፈልጡ?

ሱፐርማርኬት ኣቁሑ ማለት ብበዝሖምን ብዓይነቶምን ፋልይ ዝበሉን ዝተፈላለዩ ኣቑሑ ዝሽየጠሉ ቦታ እዩ።

መስተታት ወድ-ሰብ ካብ ዝጥቀመሎም ነገራት ሓደ ኮይኑ ጭንቂ ንመረስዒ ወይ ድማ ንዝተፈላለዩ ምክንያታት ክጥቀመሉ ይክእል እዩ ፤ ዝተፈላለዩ ዓይነት መስተ ድማ ኣለዉ ፤ በቢ ከባቢኡ በቢ ሃገሩ በቢቦትኡ ድማ ይፈላለዩ እዮም ። ንስኩምክ ታይታይ ዓይነታት መስተ ትጥቀሙ ?

ንግድን ምትዕድዳግን ደቂ ሰባት ካብ ዘሳልጥዎም ስርሓቲ ሓደ ኮይኑ ዝተፈላለዩ ዓይነታት ናዉቲ ዝተፈላለየ ዓይነታት ምህርቲ ክተዓዳደጉ ክሸያየጡ ይክእሉ እዮም፤ ኣብ ዓለምና ንግዲ ምትዕድዳግን ዝለዓለ ረብሓ ኣለዎ፤ እዚ ድማ ንዕብየት ሓንቲ ሃገር ዝለዓል ጥቅሚ ኣለዎ። ንስኩም ከ ንግድን ምትዕድዳግን ጠቃሚ እዩ ኢልኩም ትሓስቡ ዶ?

ኤሌክትሮኒክስ ኣብ ምንቅስቓስ መነባብሮና ዝለዓለ ጥቕሚ ዘለዎም እንትኾኑ ካብ ዝተፈላለዩ ዓይነታት ኣቕሓ ክስርሑ ይኽእሉ እዮም ።እዚ ድማ ካብ ቦታ ናብ ቦታ ካብ ሃገር ናብ ሃገር ካብ ከባቢ ናብ ከባቢ ክፈላለዩ ይኽእሉ እዮም። ዝተፈላለዩ ናይ ኤሌክትሮኒክስ ኣቕሓ ኣለዉ። ንስኻትኩም ከ እንታይ እንታይ ዓይነት ኤሌክትሮኒክስ ኣቕሓ ትፈልጡ?

ስራሕ ንወዲ ሰብ ንክነብር ብጣዕሚ ጠቀምቲ ካብ ዝኮኑ ነገራት ሓደ ኮይኑ ወዲ ሰብ ዕለታዊ ምንቅስቃስ ናብርኡ ከሳልጦ ካብ ዝግበኦም ነገራት ሓደ እዩ፡፡ ዝተፈላለዩ ዓይነታት ስራሕ ኣለዉ፡፡ ኣብ ዓለም ድማ ዝተፈላለዩ ዓይነታት ስራሕ ይስርሑ እዮም፡፡ ንስኩም ከ እንታይ እንታይ ዓይነት ስራሕቲ ትፈልጡ?

ጥበብን ባህል አብ ሓንቲ ሃገር ዝለዓለ ረብሓ ኣለዎ። ከም ፍልፍል እቶት ኮይኑ ድማ ከገልግል ይክእል እዩ። ካብ ቦታ ናብ ቦታ ካብ ሃገር ናብ ሃገር ይፈላለ እዩ። ኣብ ዓለምና ዝተፈላለዩ ጥበብ ባህልን ኣለዉ ።ንስኩም ከ እንታት እንታይ ዓይነትን ጥበብን ባህልን ትፈልጡ?

መጋየፅን መመላኽዐን ወዲ ሰብ ካብ ዝጥቀመሎም ነገራት ሓደ እዩ፤ ንሳቶም ድማ ኣብ ኢድ፣ ኣብ እግሪ፣ ኣብ ክሳድ ክእሰሩ ይኽእሉ እዮም፤ ወዲ ሰብ ካብ ዝጥቀመሎም ነገራት መጋየፂ መመላኽዒን ኮይኑ ደቂ ተባዕትዮን ደቂ ኣንስትዮ ይጥቆምሎም እዮም። ንስኹምከ እንታይ እንታይ መጋየፂን መመላኽዕን ትፈልጡ ?

ሃይማኖት ወድ ሰብ ኣብ ዓለም ክነብር ከሎ ክክተሎም ካብ ዝግባእ ነገር እዩ። እዚ ድማ ምስ ኣምላኩ ምስ ፈጣሪኡ ብቀጥታ የጋንዮ። ዝተፈላለዩ ዓይነታት ሃይማኖት ኣለዉ። በቢ ዓለሙ በቢ ክልሉ ድማ ዝተፈላለዩ ዓይነት ኣከባብራን ኣከያይዳን ኣለዉ። ዝተፈላለየ ዓይነታት ሃይማኖት መሪፁ ድማ ወድ-ሰብ ይክተል። ንስኩም ከ እንታይ ዓይነት ሃይማኖት ትክተሉ?

መሳርሒ ዕለታዊ ምንቅስቃስ ወዲሰብ ንምስላጥ ዝጠቅም ኮይኑ ካብ ዝተፈላልዩ ነገራት ክስራሕ ይኽእል እዩ ፤እዚ ድማ ካብ ቦታ ናብ ቦታ ካብ ሃገር ናብ ሃገር ክፈላለ ይኽእል እዩ፤ ዝተፈላልዩ ነገራት ድማ ክስራሕ ይኽእል እዩ፤ በቢ ከባቢኡ ይፈላለ እዩ። ንስኩም ኸ እንታይ እንታይ ዓይነት መሳርሒ ትጥቀሙ?

ኣትክልትን ኣሕምልትን ንወዲሰብ ዝለዓለ ረብሓ ካብ ዘለዎም ነገራት ሓደ ኾይኖም፣ ዝተፈላለየ ዓይነት ኣትክልትን ኣሕምልትን ክህልዉ ይኽእሉ እዮም። እዚ ድማ መብዛሕትኡ ግዜ ብገባር ዝምረቱ እዮም። ነቲ ገባር እውን ዝለዓለ ረብሓ ኣለዎም። ኣብ ዕብየት ሓንቲ ሃገር ዝለዓለ ጥቕሚ ኣለዎም። ንስኹምከ እንታይ እንታይ ዓይነት ኣትክልትን ኣሕምልትን ትፈልጡ?

ጥበብን ባህልን ንዕብየት ሓንቲ ሃገር ዝለዓለ ረብሓ ኣለዎ። ጥበብን ባህልን ካብ ቦታ ናብ ቦታ ይፈላለ እዩ። እዚ ድማ ንህዝብታት መግለፂ መንነት ከገልግል ይኽእል እዩ ።ዝተፈላለዩ ዓይነት ጥበብን ባህልን ኣብ ዓለም ይርከቡ። ንስኹም እንታይ ዓይነት ጥበብን ባህልን ትፈልጡ?

እፅዋት ካፍቶም ሃፍትታት ተፈጥሮ ዝበሃሉ ሓደ ኮይኑ ዝተፈላለዩ ዓይነታት እፅዋት ክህልዩ ይኽእሉ እዮም። በቢሃገሩ በቢቦትኡ ድማ ክፈላለዩ ይኽእሉ እዮም። ዝተፈላለዩ ዓይነታት እፅዋት ክህልዩ ይኽእሉ እዮም። እፅዋት ንወድሰብ ዝለዓለ ረብሓን ጥቅምታትን ኣለዎም። ንስኹም ከ እፅዋት ንወድሰብ ዝለዓለ ረብሓ ኣለዎ ኢልኩም ትሓስቡ ዶ?

ፋሽን ሓደ ዉልቀ ሰብ ክኽተሎ ካብ ዝኽእል ነገር ሓደ ኾይኑ ዝተፈላለዩ ዓይነታት ፋሽን ኣብ ዓለም ኣለዉ። አዚ ድማ ሓደ ዉልቀ ሰብ ዝመረፆን ዝደለዮን ዓይነት ፋሽን ክኽተል ይኽእል እዩ። ኣብ ዓለም ዝተፈላለዩ ዓይነታት ፋሽን ኣለዉ። ንስኹም ኸ ፋሽን ኣድላይ እዩ ኢልኹም ትሓስቡ ዶ?

ምግቢታት ንወዲ ሰብ ንኽነብር እዚዮም አድለይቲ ካብ ዝኾኑ ነገራት ሓደ እዮም፡፡ እዚ ድማ ዕለታዊ ምንቅስቃስ ናብርኡ ንክመርሕ ዘኽእልዎ እዮም፡፡ ዝተፈላለዩ ዓይነታት ምግቢ ክህልዩ ይኽእሉ እዮም፡፡ አብ ዓለም ድማ ዝተፈላለየ ዓይነታት አሰራርሓ አለው፡፡ ንስኽም ኸ ምግቢታት ጠቀምቲ እዮም ኢልኩም ትሓስቡ ዶ?

መሰረታዊ ግልጋሎት ንዕብየት ሓንቲ ሃገር ዝላዓለ ረብሓ ዘለዎም ነገራት ኮይኖም እዚ ድማ ብቐንዲ ብመንግስቲ ክማልኡ ካብ ዝግበኦም ነገራት ሓደ እዮም። እዚ ድማ መንግስቲ ብጣዓሚ ከማልኦም ካብ ዝግብኦም ነገራት ሓደ እዮም። ንስኹም ኸ እንታይ እንታይ ዓይነት መሰረታዊ ግልጋሎት ትጥቀሙ?

ሕብረተሰብን ስድራን ኣከል ማሕበረሰብ ኣካል ስድራ ኣካል ሃገር እዮም። ዝተፈላለዩ ብርኪ ሕብረተሰብን ስድርን ኣለው። ዝተፈላለየ ዓይነት ሰብን ሓደራን ዘለዎም ኣካለት ድማ ኣለው ዝተፈላላየ ዓይነት ሕብረትሰብን ስድራን ምህለው ኣብ መንግስቲ ድማ ዝለዓለ ሓደራ ክህሊ ይክእል እዩ። ዝተፈላለየ ዓይነት ሕብረተሰብን ስድራን ምህላው ተቃሚ እዩ ኢልኩም ዶ ትሓስቡ?

ጫማ ወዲ ሰብ ካብ ዝጥቀመሎም ነገራት ሓደ ኮይኑ ዝተፈላለዩ ዓይነታት ጫማ ክህልዩ ይኽእሉ እዮም። ካብ ዝተፈላለዩ ነገራት ድማ ክስርሑ ይኽእሉ እዮም። ጫማ ወዲ ሰብ ካብ ቦታ ናብ ቦታ ክንቀሳቐስ ተሎ ኣብ እግሩ ሓደጋ ንኸይበፅሖ ዝጠቅም ሓደ ነገር እዩ። ዝተፈላለዩ ዓይነታት ጫማ ክህልዩ ይኽእሉ እዮም። ንስኹም ኸ እንታይ እንታይ ዓይነት ጫማ ትፈልጡ?

ጫማ ንወዲ ሰብ ካብ ቦታ ናብ ቦታ እንትንቀሳቀስ ኣብ እግሩ ዝገብሮ ኮይኑ ዝተፈላለየ ዓይነት ሓደጋ ከይበፅሖ ኣብ እግሩ ዝገብሮ ነገር እዩ። ዝተፈላለየ ዓይነታት ጫማ ድማ ካብ ዝተፈላለየ ነገራት ክስርሑ ይኽእሉ እዮም። ዝተፈላለዩ ዓይነታት ኣሰራርሓ ድማ ኣለው። ንስኩም ከ እንታይ እንታይ ዓይነት ጫማ ትገብሩ?

ጉዕዞን ቱሪዝምን ስደት ወድሰብ ኣብ ዓለም ክነብር ከሎ ከሳልጦም ካብ ዝኽእሎም ነገራት ሓደ እዬም ። እዚ ድማ ካብ ቦታ ናብ ቦታ ንምንቅስቃስ ሓድሽ ነገር ንምፍላጥን ዕለታዊ ምንቅስቃስ ናብርኡ ንምምሕያሽን ዘሳልጦም ነገራት እዬም። ንሱኹም ኸ ኣብ ሂወትኩም ጉዕዞን ቱሪዝምን ስደትን ኣሳሊጥኩም ትፈልጡ ዶ?

ሕጊ ኣክበርቲ ኣካለት ኮይኖም ሕጊ ንክክበር ዝለዓለ እጃም ዘለዎም እዮም፡፡ እዚ ድማ ሕጊ እንተተከቢሩ ወዲ ሰብ ብሰላም ወፂኡ ብሰላም ክኣቱው የክእል እዩ፡፡ ዝተፈላላየ ዓይነታት ስራሕቲ ድማ ብሰላም ንክሰርሕ ክየእሎ እዩ፡፡ ዝተፈላለዩ ሕጊ ኣከበርቲ ኣለዉ፡፡ ንስኩም ከ ሕጊ ኣክበርቲ ትፈልጡ ዶ?

ናይ ገዛን ናይ ቢሮ አቁሑ አብ ገዛን አብ ቢሮ እንጥቀመሎም ዓይነታት አቅሓ ኮይኖም ካብ ዝተፈላለዩ ነገራት ክስርሑ ይክእሉ እዮም። ዝተፈላለዩ ናይ ገዛን ናይ ቢሮ አቁሑ ድማ ክህልው ይክእሉ እዮም። ብክባርን ብርካሽን ድማ ይሽየጡ እዮም። ንስኩም ከ እንታይን እንታይን ናይ ገዛን ናይ ቢሮን አቁሑ ትፈልጡ?

ማሕበራዊ ሚድያ ዕለታዊ ምንቅስቃስ ወዲ ሰብ ዝገልፅን ብቀሊሉ ክሳለጥ ዝክእል ነገር ኮይኑ ካብ ቦታ ናብ ቦታን ክማሓላፍ ዘክእል እዩ፡፡ እዚ ድማ ዕለታዊ ምንቅስቃስ ወዲ ሰብ ንከሳልጥ ዝገብር ነገር እዩ፡፡ ዝተፈላለዩ ቦታታት ዝተፈላለዩ ዓይነታት ማሕበራዊ ሚድያ ክጥቀም ይክእል እዩ፡፡ ንስኩም ከ ማሕበራዊ ሚድያ ትጥቀሙ ዱ?

ጫማ ማለት ንወድሰብ ካብ ዝተፋላለዩ ንእግሩ ዝጎድኡ ዘድሕኑ ኮይኖም ኢሉ እውን ከም መጋየፂ ኮይኑ እውን የገልግል እዩ። ብዓይነት እውን ብዙሕ ዓይነት ጫማታት ኣለው።

መሰረታዊ ግልጋሎት ካብቶም ንወዲሰባት ጠቀምቲ ዝበሃሉ ሓደ ኮይኑ ወድሰብ ዕለታዊ ምንቅስቃስ ናብርኡ ንክመርሕ ካብ ዘክእሉ ነገራት እዩ:: ዝተፈላለዩ ዓይነት መሰረታዊ ግልጋሎት ኣለዉ በቢ ከባቢኡ ድማ ይፈላለዩ እዮም መንግስቲ ድማ ነዚኦም ከማልእ ይግባእ ንስኩም ከ መሰረታዊ ግልጋሎት ኣድለይቲ እዮም ኢልኩም ትሓስቡ ዶ ?

ኣርክቴክቸርን ህንፃን ስራሕን ወድሰብ ካብ ዝሰልጦም እንሰርሖም ነገራት ሓደ ኮይኑ ዝተፈላለዩ ናይ ዓይነታት አሰራርሓ ክህልዩ ይክእሉ እዮም። እዚ ድማ ሓንቲ ሃገር ንክትዓቢ ካብ ዘክእልዋ ነገራት ሓደ እዩ። ንስኩም ከ እንታይ እንታይ ዓይነት ኣርክቴክቸርን ህንፃን ሰራሕን ትፈልጡ ?

መጋየፂ ወዲሰብ ክጥቀመሎም ካብ ዝክእል ነገራት ሓደ ኮይኑ ካብ ዝተፈላለዩ ነገራት ክስርሑ ይክእሉ እዮም፡፡ ዝተፈላለየ ዋጋ ውፅኢት ድማ ዝተፈላለየ መጋየፂ ክሰርሕ ይክእል እዩ፡፡ ካብ ዝተፈላለዩ ቦታ ናብ ዝተፈላለየ ቦታ ድማ ብጣዕሚ ይፈላለዩ እዮም፡፡ ንስካትኩም ከ እንታይ እንታይ ዓይነት መጋየፂ ትጥቀሙ?

መጋየፂ ወዲሰብ ብጣዕሚ ካብ ዝጥቀመሎም ነገራት ሓደ እዩ እዚ ድማ ብክባር ዋጋ ንክሽየጥ ኣክኢልዊም እዩ። ኣብ ዓለም ዝተፈላለዩ ናይ መጋየፂ መሳርሕታት ኣለዉ በቢ ከባቢኡ ድማ ይፈላለዩ እዮም ንስኩም ከ እንታይ ዓይነት መጋየፂ ትጥቀሙ?

ሕርሻን ግብርናን ንሓንቲ ሃገር ዝልዓለ ረብሓ ካብ ዘለዎም ነገራት ሓደ ኮይኑ ዝተፈላለየ ዓይነታት ሕርሻን ግብርናን ኣለው። ዝተፈላለዩ ምህርትታት ድማ የምርቱ እዮም። ኣብ ዕብየት ሃገርና ዝላዕለ ረብሓ ኣለዎ። 80% ሃገርና ካብዚ ተጠቃሚ እዩ። ዝተፈላለየ ዓይነታት ምህርታት ድማ የምርቱ። ንስኩም ከ እንታይ እንታይ ዓይነት ምህርቲ ሕርሻን ግብርናን ትፈልጡ?

ኣርክቴክቸርን ህንጻ ስራሕን ኣብ ሓንቲ ሃገር ዝለዓለ ረብሓ ኣለዎ። እዚ ድማ ዝተፈላለዩ ሞያተኛታትን ብዝተፍፈላለዩ ሰባትን ይስራሕ እዩ። እዚ ድማ ንሓንቲ ሃገር ዝለዓለ ጥቅሚ ክህልያ ይክእል እዩ። ኣብ ሃገር ዝተፈላለዩ ዓይነት ኣርክቴክቸርን ህንጻ ስራሕን ክስርሑ ይክእሉ እዮም። ንስኩም ከ እንታይ እንታይ ዓይነት ኣርክቴክቸር ህንጻ ስራሕን ትፈልጡ?

ስራሕ ወዲሰብ ንኽነብር ካብ ዘኽብሩ ነገራት ሓደ እዩ። እዚ ድማ ዕለታዊ ምንቅስቃስ ናብርኡ ንኽመርሕ ካብ ዘኽእሉ ነገራት ሓደ እዩ። ዝተፈላለዩ ዓይነታት ስራሕቲ ኣለዉ፣ እዚ ድማ ወድሰብ ንኽነብር ካብ ዘክእሉ ነገራት ሓደ እዩ። ንስኩም ከ ታይ ታይ ዓይነት ስራሕ'ቲ ትፈልጡ?

ስፖርት ንጥዕና ወዲ ሰብ ኣዝዩ ጠቃሚ እዩ ዝተፈላለዩ ዓይነታት ስፖርት ድማ ክስርሑ ይክእሉ እዮም እዚ ድማ ባህላዊ ስፖርት ክህልዉ ይክእሉ ዘመናዊ ስፖርት ድማ ክህልዉ ይክእሉ ዝተፈላለዩ መሳርሕታት ተጠቂምና እዉን ክንሰርሖም ንክእል ኢና ንስኩም ከ ታይታይ ዓይነት ስፖርቲ ትሰርሑ?

ጥበብን ባህልን ኣብ ሓደ ከባቢ ዝርከብ ናይ ሓደ ከባቢ መግለፂ ኮይኑ ዝተፈላለየ ዓይነት ኣገላልፃ ድማ ክህልዎ ይክእል እዩ፡፡ እዚ ድማ እቲ ሓደ ከባቢ ካብ ካሊእ ከባቢ ንምፍላይ እንጥቀመሉ ነገር እዩ። ኣብ ዓለም ዝተፈላለዩ ዓይነታት ባህልታት ዝተፈላለዩ ዓይነታት ጥበባት ኣለው፡፡ ንስኩም ከ እንታይ ታይ ዓይነት ጥበብ ጥበብን ባህልን ትፈልጡ?

መጋየፂ ወዲሰብ ካብ ዝጥቀመሎም ነገራት ሓደ ኮይኑ ዝተፈላለዩ ዓይነታት ክህልዉ ይክእሉ እዮም በብከባቢኡ በቢቦትኡ በቢ ሃገሩ ድማ ክፈላለዩ ይክእሉ እዮም በዚ ምክንያት ድማ መጋየፅታት ብክባር ዋጋ ይሽየጡ እዮም ኣብ ዓለም ዝተፈላለዩ መጋየፅታት ኣለዉ ንስኩም ከ እንታይ ዓይነት መጋየፂ ትጥቀሙ ?

መጋየፂ ወዲሰብ ካብ ዝጥቀመሎም ነገራት ሓደ ኮይኑዝተፈላለዩ ዓይነታት መጋየፂ ኣለው። በብሃገሩ፣ በብክልሉ ፣በብቦትኡ ክፈላለ ይክእል እዩ። ኣብ ዓለምናብጣዕሚ ብክባር ካብ ዝሽየጡ እቶም ሓደ መጋየፂ እዮም። ዝተፈላለየ ዓይነት መጋየፂ ክንጥቀም ንክእል ኢና ።ንስኹም ከ እንታይ ዓይነት መጋየፂ ትጥቀሙ?

ንግድን ምትዕድዳግን ንሓንቲ ሃገር ዝለዓለ ረብሓ ካብ ዘለዎም ነጋራት ሓደ ኮይኖም ዝተፈላለዩ ዓይነታት ነገራት ዝተፈላለዩ ዓይነታት ኣቅሓታት ክንሸይጥን ክንገዝእን ንክእል ኢና እዚ ድማ አብ ሃገር ዝለዓለ ረብሓ ኣለዎ። ንስኹም ከ እንታይ እንታይ ዓይነት ንግድን ምትዕድዳግን ትፈልጡ?

ጥበብን ባህልን ሓደ ማሕበረሰብ ካብ ካሊእ ማሕበረሰብ ሓደ ክልል ካብ ካሊእ ክልል ሓደ ሃገር ካብ ሓደ ሃገር ንፈልየሉ ቀንዲ መሳርሒ እዩ። ዝተፈላለዩ ዓይነታት ጥብብ ዝተፈላለዩ ዓይነታት ባህሊ ድማ አለው። ከከም ከባቢኡ ድማ ይፈላለዩ እዮም። ንስኩም ከ እንታይ እንታይ ዓይነት ባህልን ጥበብን ትፈልጡ

ኣርማ ንሓደ ነገር ብፍሉይ ክገልፅ ካብ ዝክእሉ ነገራት ሓደ ኮይኑ በብከባብኡ በብሃገሩ በብክልሉ ክፈላለዩ ይኽእሉ እዮም ። ዝተፈላለዩ ዓይነታት ኣርማታት ድማ ኣለው። ቀምዲ ዕላማ ናይ ኣርማ ሓደ ነገር ብፍሉይ ንምግላፅ እዩ። ንስኩም ከ ኣርማ ንምንታይ ይጠቅም ኢልኩም ትሓስቡ?

መፋለጢ ናይ ሓደ ትካል ስራሕቲ ዘምርቶም ነገራት ንምፍላጥ ዝጠቅም ኮይኑ ዝተፈላለየ ዓይነት ናይ መፋለጢ መንገዲታት ክህልዉ ይኽእሉ እዩም፡፡ ኣብ ዓለም መፋለጢ ብጣዕሚ ጠቓሚ እዩ፡፡ እዚ ድማ ስራሕትኻን ምህርታትካን ንምፍላጥ ይጠቅም፡፡ ንስኩም ከ እንታይ ዓይነት ናይ መፋለጢ መንገዲ ትፈልጡ?

መፅሓፍትን ጋዜጤን ንወዲ ሰብ ጠቀምት ካብ ዝኮኑ ነገራት ሓደ ኮይኖም ዝትፈላለየ ዓይነታት ፍልጠት ክንረክበሎም ንክኢል ኢና። ዝተፈላለየን ዓይነታት መፅሓፍት ጋዜጤን ድማ ኣለው በብከባቢኡ በብዓዱ ድማ ብዝተፈላለየ ዓይነት ቋንቋ ዝተፀሓፈ ክኮኑ ይክእሉ። ንስካትኩም ከ መፅሓፍትን ጋዜጣን ተንብቡ ዶ?

ጉዕዞን ቱሪዝምን ስደትን ንወዲ ሰብ ብዝተፈላለየ ምክንያት ከሳልጦም ካብ ዝክእሉ ነገራት እዮም ፡፡ ጉዕዞ ድማ ካብ ዝተፈላለዩ ቦታ ናብ ዝተፈላለዩ ቦታ ዝካየድ እዩ፡፡ ቱሪዝም ድማ ካብ ሓደ ቦታ ናብ ሓደ ቦታ ሓዱሽ ነገር ንምፍላጥ ዝካየድ እዩ፡፡ ስደት ዕለታዊ ምንቅስቃስና ናብራካ ንክተማሓሽ እትገብሮ ነገር እዩ፡፡ ስለዚ ጉዕዞን ቱሪዝምን ጠቀምቲ እዮም ኢልኩም ትሓስቡ ዶ?

መሰራተዊ ግልጋሎት ቀንዲ ክማልኡ ካብ ዝግበኦም ነገራት እዮም። ዝተፈላለዩ ዓይነታት መሰረታዊ ግልጋሎት ክህልዉ ይክእሉ። ብሓፈሻ መሰራተዊ ግልጋሎት ንወዲ ሰብ ንክነብር መጣዕሚ ጠቀምቲ እዮም። ዝተፈላለዩ ዓይነት መሰረታዊ ግልጋሎት ክህልዉ ይክእሉ ። ንሱኩም ከ እንታይ ዓይነት እንታይ ዓይነት መሰራተዊ ግልጋሎት ትፈልጡ?

ተፈለጥቲ ሰባት ብኣብዝሓ ህዝቢ ተቐባልነትን ተሰማዕነትትን ዝረኸቡ ኮይኖም ብዝተፈላለዩ ዓይነት ስራሕቲ ድማ ኣብ ልዕሊ ህዝቢ ተቐባልነት ረኪቦም አዮም። ዝተፋላለዩ ዓይነታት ስራሕቲ ድማ ክፍለጡ ይኽእሉ እዮም። ኣብ ሃገርና ዝተፋላለዩ ዓይነታት ተፈለጥቲ ሰባት ኣለዉ፣ ብዙሓት ድማ እዮም። ንስኹም ከ እንታይ እንታይ ዓይነት ተፈለጥቲ ሰባት ትፈልጡ ?

ዜና ንወዲሰብ ጠቀምቲ ካብ ዝኮኑ ነገራት ሓደ ኮይኑ ዕለታዊ ምቅስቃስ ወዲሰብ ንምቅላፅን ዝተፈጠረ ሓዱሽ ነገር ንምሕላፍን ዝጠቅም እዩ፡፡ በዚ ድማ ህዝቢ ካብ ዜና ብጣዕሚ ይርባሕ፣ ዝተፈላለዩ ዓይነታት ዜና ክህልው ይክእሉ እዮም፡፡ ንስኩም ከ ዜና ጠቃሚ እዩ ኢልኩም ትሓስቡ ዶ?

ስፖርት ኣብ ዕለታዊ ምቅስቃስ ወዲሰብ ካብ ዝባሃሉ ነጋራት ሓደ ኮይኑ ዝተፈላለዩ ዓይነታት ስፖርት ኣለው፡፡ ስፖርት ንጥዕና ወዲሰብ ብጣዕሚ ጠቃሚ እዩ፡፡ ካብ ጥዕና ወፃኢ ድማ ቅርፂ ሰውነት ንምሕላው ብጣዕሚ ጠቃሚ እዩ፡፡ ዝተፈላለዩ ዓይነታት ናይ ስፖርት ኣሰራርሓ ኣለው፡፡ ንዕቤት ሓንቲ ሃገር ድማ ዝላዓለ ረብሓ ኣለዎ፡፡ ንስኩም ከ እንታይ ዓይነት ስፖርት ትፈልጡ?

ፖለቲካ ን ዕብየት ሓንቲ ሃገር ወሳኒ ካብ ዝኮኑ ነገራት ሓደ እዩ፡፡ ብኣግባቡ እንተመሪሑ ነቲ ሃገር ዝለዓለ ዕብየት ዘሰጋግር እንትኸውን ብኣግባቡ እንተዘይተማሪሑ ድማ ንዚ ዓዲ ውድቀትን ዝተፈላለዩ ሕማቅ ነገራትን ከብፀሐላ ይኽእል እዩ፡፡ ዝተፈላለዩ ዓይነት ፖለቲካ ኣረኣእያ ክህልዉ ይክእሉ እዮም፡፡ ንስኩም ከ እንታይ ዓይነት ፖለቲካዊ ኣረኣእያ ትፈልጡ?

መጋየፂ ወዲሰብ ዝጥቀመሎም ነገራት ሓደ ኮይኑ ዝተፈላላየ ዓይነታት መጋየፂ ይጥቀም እዩ። ዝተፈላለየ ዓይነታት ዋጋ ኣውፅኡድማ ይገዝእ እዩ። ካብ ቦታ ናብ ቦታ ካብ ሃገር ናብ ሃገር ድማ ይፈላለ እዩ። ንስኩም ከ እንታይ እንታይ ዓይነት መጋየፅታት ኣብንምታይ ኣብምንታይ ቦታ ትጥቀምሉ?

ኤሌክትሮኒክስ ዝተፈላለዩ ዓይነታት ኣቕሑ ኮይኖም ዝተፈላለዩ ዓይነታት ስራሕቲ ክንሰርሕ ካብ ዘክእሉና ነገራት ሓደ እዮም። እዚ ድማ ኣብ ግዚኡ ብጣዕሚ ዝጠልቦም ነገራት እዮም። ዝተፈላለዩ ዓይነታት ኤሌክትሮኒክስ ኣቕሓ ኣለዉ። ንስኹም ከ እንታይ እንታይ ዓይነት ናይ ኤሌትሮኒክስ ኣቕሓ ትፈልጡ?

ሃይማኖት ንወዲሰብ ኣድለይቲ ካብ ዝኮኑ ነገራት ሓደ ኮይኑ ቀጥታ ምስ ፈጣሪ ዘራክቦ እዩ። ዝተፈላለዩ ዓይነታት ሃይማኖት ኣለዉ። ዝተፈላለዩ ዓይነታት ኣከባብራን ኣበዓዕላን ሃይማኖአት ድማ ኣለዉ። ኣብ ዓለም ሃይማኖት ብጣዕሚ ቡዙሓት እዮም። ንስካትኩም ከ እንታይ እንታይ ዓይነት ሃይማኖት ትፈልጡ ?

መጋየፂ መመላክዒ ንወድሰብ ካብ ዝጥቀመሎም ነገራት ሓደ ኮይኑ፤ ዝተፈላለዩ ዓይነታት መጋየፂን መመላክዒን ክህልዩ ይክእሉ እዮም፡፡ አብ ዓለም በቢከባቢኡ፣ በቢሃገሩ፣ በቢክልሉን በቢቦትኡ ድማ ክፈላለ ይክእል እዩ፡፡ ዝተፈላለየ ዓይነት መጋየፂ ድማ ንጥቀም ኢና፡፡ ንስኩም ኸ እንታይ እንታይ ዓይነት መጋየፂን መመላክዒን ትጥቀሙ?

ፋሽን ሓደ ውልቀ ሰብ ክክተሎ ካብ ዝግባእ ሓደ ኮይኑ ዝተፈላለየ ዓይነት ፋሽን ኣብ ዝተፈላለየ ዓይነት ቦታት ይካየዱ እዮም። ወይ ድማ ካብ ቦታ ናብ ቦታ ይፈላለዩ እዮም። በብቦትኡ በብከባቢኡ ዝተፈላለየ ዓይነት ቦታ ዝተፈላላየ ዓይነት ተከታሊ ፋሽን አሎ። ንስኩም ከ ናይ ፋሽን ተከተልቲ ድኩም?

ሕብረተሰብን ስደራን መንግስቲ ቆላሕታ ሂቡ ክሰርሐሎም ካብ ዝግባእ ፅቡቅ ነገራት ሓደ ኮይኑ ካብ ዝተፈላለዩ ስራሕቲ ድማ ክስርሑ ይክእሉ እዮም፡፡ እዚ ንእተገይሩ ኣብ ዕብየት ሓንቲ ሃገር ዝላዓለ ለውጢ ክመፅእ ይክእል እዩ፡፡ ንስኩም ከ ሕብረተሰብን ስድራን ምድጋፍ ጠቃሚ እዩ ኢልኩም ትሓስቡ ዶ?

ናይ ገዛን ቢሮን ኣቑሑ ኣብ ገዛን ኣብ ቢሮን ክንከውን እንከለና እንግልገለሎም ዓይነታት ኣቕሓ ኮይኖም በብቦትኡ በቢከባቢኡ ክፈላለዩ ይኽእሉ እዮም፡፡ ኣብ ገዛ ኣብ ቢሮ ኣቑሑ ክንጥቀም ከለና ዝተፈላለዩ ዓይነታት ኣቑሑ ንጥቀም ኢና፡፡ ንስኩም ከ እንታይ ዓይነት ናይ ገዛን ናይ ቢሮን ኣቁሑ ትፈልጡ?

ሕብረተሰብ ኣካል ማሕበረሰብ ኣካል ሃገር ኣካል ክልል ኾይኖም ዝተፈላለዩ ዓይነት ብርኪ ማሕበረሰብ ድማ ክኾኑ ይኽእሉ እዮም። እዚ ድማ ብመንግስቲ ደረጃ ብጣዕሚ ክሕገዙ ዝግበኦም ነገራት እዮም። ዝተፈላለዩ ዓይነት ሕብረተሰብን ስድራን ኣለው። እዚ ብምኳኑ ብመንግስቲ ክሕገዙ ኣለዎም። ንስኻትኩም ከ ሕብረተሰብን ስድራን ክሕገዙ ኣለዎም ኢልኩም ትሓስቡ ዶ?

መጋየፂ ወዲ ሰብ ካብ ዝጥቀመሎም ነገራት ሓደ ኾይኑ ብዘለዎ መልክዕ ንምጉላህ ይጥቀመሉ እዩ። ዝተፈላለዩ ዓይነታት መጋየፅታት ድማ ኣለዉ። ዝትፈላለዩ ዓይነታት ዋጋ ኣውፂኡ ድማ ነዚኦም ይገዝእ ኣዩ። ኣብ ዓለም ብቢከባቢኡ ይፈላለዩ እዮም። ንስኹም ኸ እንታይ እንታይ ዓይነት መጋየፂ ትጥቀሙ?

ሕርሻን ግብርናን ኣብ ዕቤት ሓንቲ ሃገር ዝለዓለ ረብሓ ኣለዎም ዝተፈላለየ ዓይነት ሕርሻን ግብርናን ዝተፈላለየ ዓይነት ምህርቲ ከምርቱ ይኽእሉ እዮም። እዚ ድማ ዕቤት ሃገር ብጣዕሚ ካብ ዘሳልጥ ነገርራት ሓደ እዩ ።ዝተፈላለዩ ዓይነታት ምህርትታት ድማ የምርተቱ ። ንስኹም ከ ሕርሻን ግብርናን ጠቃሚ እዩ ኢልኩም ትሓስቡ ዶ?

ሃይማኖት ማለት ሓደ ሰብ ዘምልኾ ወይ ዝኽተሎ ምስ ፈጣሪኡ ወይ ነቲ ዘምልኾ ነገር ዝራኸበሉ እንትኸው ኣብ ዓለም ብዙሓት ሃይማኖት እንትህልው ካብኣቶም እቶም ቀንዲ: ሃይማኖት ክርስትናን እስልምናን ዓነዊሕ ዕድመ ዘለዎም እዮም።

ናይ ገዛ ኣቁሑ ኣብ ገዛና ናይ ዝተፈላለዩ ምንቅስቃሳት እንትነከይድ ከለና እንጥቀመሎም ዓይነት ኣቁሑ እዮም። ዝተፈላለየ ዓይነታት ናይ ገዛ ኣቁሑ ክህሉው ይክእሉ እዮም። ካብ ዝተፈላለየ ነገራት ክስርሑ ይክእለ እዮም። ንሳቶም ድም ካብ ዕንጨይቲ ካብ ሓፂን ክስርሑ ይክእሉ እዮም። ንስኩም ከ እንታይ እንታይ ናይ ገዛ ኣቁሑ ትፈልጡ?

ስፖርት ቅርፂ ሰውነትን ጥዕናን ንምሕላው ካብ ዝጠቕሙ ነገራት ሓደ ኮይኑ ንወዲ ሰብ ብጣዕሚ ዝላዓለ ረብሓ ኣለዎ ዝተፈላለየ ዓይነታት ስፖርት ድማ ኣለው ኣብ ዓለም ክሳብ ሕዚ ዝተፈላለዩ ዓይነታት ስፖርት ተሳሊጦም እዮም ስፖርት ንዕቤት ሓንቲ ሃገር ዝለዓለ ረብሓ ኣለዎ ንስኩምከ ስፖርት ረብሓ ኣለዎ ኢልኩም ትሓስቡ ዶ?

ናይ ገዛን ናይበራኻን እንስሳት ኩሎም እንስሳት ኮይኖም ምስ ዝነብሩ ናይ ገዛ, ኣብ እፅዋት ዝነብሩ ከዓ ናይ በረኻ ይበሃሉ። ኣብነት ጥቀሱ?

እፅዋት ካብ ዓይነታት ተፈጥሮ ሓደ ኾይኑ ዝተፈላለዩ ዓይነት ኣፅዋት ክህልዩ ይክእሉ እዮም። እፅዋት ዝተፈላለየ ረብሓ ክህልዮም ይኽእል እዩ። ንምምግብነት ንመድሓኒት መስርሒ ካልኦትን ክውዕሉ ይክእሉ እዮም። ኣብ ሃገርና ብዙሓት ዓይነት ኣፅዋት ኣለው። ንስኹም ኸ እንታይ እንታይ ዓይነት እፅዋት ትፈልጡ?

መጋየፅን መመላክዕን ንወዲ ሰብ ካብ ዝጥቀሙሎም ነገራት ኮይኖም ዝተፈላለዩ ዓይነት መጋየፅን መመላክዕን ኣለዉ። ኣብ ዝተፈላለዩ ናይ ክፍሊ ኣካላት ሰውነትና ድማ ይግበሩ። እዚ ብኣብዝሓ ደቂ ኣንስትዮ ዝጥቀማሉ እየን። ዘለዎን መልክዕ ንከጉልሀለን ድማ ይጥቀማሉ። ንሱኹም ከ እንታይ እንታይ ዓይነት መጋየፂን መመላክዕን ትፈልጡ?

ጥበብን ባህልን ንማሕረሰብ ዝገለፅ ካብ ዝኽእሉ ነገራት ሓደ ኮይኑ ካብ ቦታ ናብ ቦታ ካብ ሃገር ናብ ሃገር ይፈላለዩ እዩ፡፡ ኣብ ዓለምና ዝተፈላለዩ ጥበብን ባህልን ኣለው፡፡ በቢከበባኡ ድማ ይፈላለዩ እዮም፡፡ ንስኹም ኸ እንታይ እንታይ ዓይነት ጥበብን ባህልን ትፈልጡ?

ናይ ገዛ አቁሑ ወዲሰብ አብ ገዛ ክነብር ከሎ ዝግልነለሎም አቁሑ እዮም:: ዝተፈላለዩ አቁሑታት ክህልዉ ይክእሉ እዮም:: አሰራርሐኦም ድማ ካብ ቦታ ናብ ቦታ ካብ ሃገር ናብ ሃገረ ክፈላለ ይኽእል እዪ። ዝተፈላለዩ ዓነታት ኣቀሓ ድማ ኣለው። ንስኩም ከ እንታይ ዓይነት ናይ ገዛ አቁሑ ትፈልጡ ?

ትራንስፖርትን ተሽከርከርቲን ንወዲሰብ ካብ ቦታ ናብ ቦታ ክንቀሳቀስ ከሎ ዝጥቀመሎም ነገራት እዮም፡፡ ዝተፈላዩ ዓይነታት ትራንስፖርትን ተሽከርከርቲን አለው፡፡ አብ ዓለም ብዝተፈላለየ መንገዲ ዝተፈላለዩ ዓይነታት ሰባት ዝተፈላለዩ ዓይነት ትራንስፖርትን ተሽከርከርቲን ይጥቀሙ እዮም፡፡ ንስኩም ከ ትራንስፖርት ተሽከርከርቲ ትጥቀሙ ዶ?

ተፈጥሮን ከባቢን አብ ሓደ ከባቢ ዝርከቡ አካል ተፈጥሮ ኮይኑ ፤ እዚ ድማ ብፈጣሪ ዝተፈጠሩ ነገራት ዘጠቃልል እዩ፡፡ እዚ ድማ ካብ ቦታ ናብ ቦታ ዝተፈላለየ ዓይነታት ተፈጥሮ ክህልዩ ይክእሉ እዮም፡፡ በቢከባቢኡ ድማ ዝተፈላለዩ ዓይነታት አቀመማምጣ አለው፡፡ ንስኹም ኸ ተፈጥሮን ከባቢን እንታይ ዓይነት ጥቅሚ አለዎም ትብሉ?

ሱፐርማርኬት ኣቁሑ ኣብ ሱፐርማርኬት እንግልገለሉ ዓይነት ኣቅሓ ኮይኑ ካብ ዝተፈላለዩ ነገራት ክስራሕ ይክእል እዩ:: ንሳቶም ድማ ካብ ዕንጨይቲ ሸክላ ሓፂን ካብ ዝተፈላለዩ ክከዉን ይክእል እዩ ዝተፈላለየ ዓይነታት ኣቁሑ ድማ ኣብ ሱፐርማርኬት ንግልገል ኢና ንስኩም ከ እንታይ እንታይ ዓይነት ኣቁሑ ትፈልጡ?

መጋየፂ ወዲ ሰብ ካብ ዝጥቀመሎም ነገራት ሓደ ኮይኑ ዝተፈላለየ ዓይነት ዋጋ ኣውፂኡ ዝተፈላለየ ዓይነት መጋየፂ ይገዝእ እዩ ።እዚ ድማ ዘለዎ መልክዕ ኣጉሊሁ ንኸርኢ ይገብር እዩ። በቢኸባቢኡ በቢቦትኡ በቢከባቢኡ ይፈላለ እዩ። ንስኹምከ መጋየፂ ገዚእኹም ትፈልጡ ዶ?

ኣርክቴክቸር ንስራሕን ንዕቤት ሓንቲ ሃገር ዝለዓለ ረብሓ ኣለዎ እዚ ድማ መግለፂ ስልጣነን ዕቤትን ክኸውን ይክእል እዩ ፡፡ ደቂ ሰባት ብዝተፈላለየ ሞያተኛታት ተሓጊዙ ዝተፈላለየ ዓይነት ስራሕኣርክቴክቸር ስራሕን ከሳልጥ ይክእል ፡፡ ንስኩም ከ እንታይ ዓይነት ስራሕቲ ኣርክቴክቸር ስሯሕን ህንፃን ትፈልጡ?

መጻሓፍትን ጋዜጣን ቀንዲ ፍልፍል ፍልጠት ኮይኖም ካብ ዝተፈላላዩ ቦታታት ክንረክቦም ንክእል ኢና ።መጻሓፍትን ጋዜጣን ንወድሰብ ብጣዕሚ ጠቀምቲ እዮም። ኣብ ሓንቲ ሃገር ዝለዓለ ረብሓ ዘለዎ ብምኳኑ በቢ ቦትኡ ይፈላላዩ እዮም። ዝተፈላለየ ቋንቋታት ድማ ክፀሓፉ ይክእሉ እዮም። ንስኹም ከ ታይታይ ዓይነት መጻሓፍትን ጋዜጣን ትፈልጡ?

ዜና ዕለታዊ ምንቅስቃስ ወድሰብ ዝነብር ኮይኑ ሓዱሽቲ ዝተፈጠሩ ነገራት ክንሰምዕ ዘክእሉና እዩ። አብ ዓለም ዝተፈላለዩ ዜናታት በብ መዓልቱ ይፍጠሩ እዮም። ዝተፈላለዩ ዓይነታት አመሓላልፋ ዜና ድማ እለው። ዝተፈላለዩ ዓይነታት ዜና ድማ እለው። ዜና ተዳምፁ ዶ?

ባንዴራ ሓንቲ ሃገር ሓንቲ ክልል ካብ ካሊእ ሃገር ወይ ድማ ካብ ካሊእ ክልል ንምፍላይ ዘገልግል ኮይኑ ኣብ ዓለም ዝተፈላለዩ ዓይነታት ባንዴራ አለው። ዝተፈላለዩ ዓይነታት ባንዴራ ድማ ተሰራሖም እዮም። እዙይ ድማ ሓንቲ ሃገር ንብሕታ ንኽትውንን ዘኽእላ ነገር እዩ። ዝተፈላለዩ ዓይነታት ባንዴራ አለው። ንስኹም ኸ ባንዴራ ጠቃሚ እዩ ዶ ትብሉ?

መሳርሒ ወድሰብ ዕለታዊ ምንቅስቃስ ናብርኡ ተሳልጥ ተሎ ዝጥቀመሎም ዓይነታት እዩም። ዝተፈላለዩ ዓይነት መሰርሒ ኣለው። ካብ ዝተፈላለዩ ነገራት ድማ ክስርሑ ይኽእሉ እዩም። ንኣብነት ካብ ሓፂን፣ ካብ ዕንጨይቲ ከምኡ ዝኣመሰሉን ክስርሑ ይኽእሉ እዮም። ካብ ቦታ ናብ ቦታ ድማ ዝተፈላለየ ዓይነታት መሰርሒ ክንጥቀም ንኽእል ኢና ንስኹም ከ እንታይ እንታይ ዓይነት መሰርሒ ትፈልጡ?

ስራሕ ወዲ ሰብ ኣብ ዓለም ክነብር ከሎ ብጣዕሚ ጠቓሚ ነገር እዩ፡፡ እዚ ድማ ዕለታዊ ምንቅስቓስ ናብርኡ ክመርሐሉ ነገር እዩ፡፡ ዝተፈላለዩ ዓይነታት ስራሕቲ ክሰርሕ ይኽእል እዩ፡፡ እዚ ድማ ወዲሰብ ዝተፈላለዩ ዓይነት ስራሕቲ ብምስራሕ ናብርኡ ክመርሕ ይኽእል እዩ፡፡ ንስኹም ከ ስራሕ እንታይ እንታይ ዓይነት ትፈልጡ?

መሰረታዊ ግልጋሎት ማለት ወዲ ሰብ ኣብ ዕለታዊ መንቅስቓስ ናብርኡ ንከመሓይሽ ንኽፅዕርን ካብ ዝኽእሉ ነገራት ሓደ እዩ። መሰረታዊ ኣገልግሎት መንግስቲ ብቀንዲ ከማልኦም ካብ ዝግብኦም ነገራት እዮም። ዝተፈላለየ ዓይነት መሰረታዊ ግልጋሎት ድማ ኣለዉ። ንስኹም ከ እንታይ እንታይ ዓይነት ትፈልጡ?

ማሕበራዊ ሚድያ ዕለታዊ ምንቅስቃስ ወዲ ሰብ ዝተፈላለየ ዓይነታት ስራሕቲ ከምዝተሰርሑ ንምሕልላፍ ዘኽእሉ እዮም፡፡ ኣብ ዓለምና ዝተፈላለዩ ዓይነት ማሕበራዊ ሚድያ ኣለው፡፡ ብዝተፈላለየ መንገድታት ድማ ክመሓላለፉ ይኽእሉ እዮም፡፡ ንስኹም ከ ማሕበራዊ ሚድያ ጠቐምቲ እዮም ኢልኩም ትሓስቡ ዶ?

ስፖርማርኬት ኣቅሑ ኣብ ስፖርማርኬት ክንከድ ከለና እንግልገለሎም ዓይነታት ኣቅሑ ኮይኖም ዝተፈላለየ ዓይነት ኣሰራርሓ ክህልዎም ይክእል እዩ፡፡ ካብ ዝተፈላለዩ ነገራት ድማ ክስርሑ ይክእሉ እዮም፡፡ እዚኦም ድማ ካብ ቦታ ናብ ቦታ ክፈላለዩ ይክእሉ እዮም፡፡ ንስኩም ከ እንታይ ዓይነት ናይ ሱፐርማርኬት ኣቅሑ ትፈልጡ?

ኣርማ ሓደ ነገር ብቐንዲ ንመፍለዪ ንጥቀመሉ እንትኸውን ዝተፈላለዩ ዓይነታት ኣርማ ክህልዉ ይኽእሉ እዮም፡፡ እዚ ድማ ሓደ ነገር ካብ ዝተፈላለየ ነገር መሪፅና ንኽንፈልጥ ዘኽእለና እዩ፡፡ ሕዚ ኣብ ዓለም ዝተፈላለዩ ዓይነታት ኣርማ ኣለዉ እዩ፡፡ ንስኹም ከ እንታ እንታይ ዓይነት ኣርማ ትፈልጡ?

ኣርቴክቸርን ህንፃን ስራሕ ኣብ ሓንቲ ሃገር ዝለዓለ ረብሓ ኣለዎ። ዝተፈላለየ ዓይነት ኣርቴክቸር ህንፃን ስራሕን ድማ በቢ ግዚኡ በቢቦትኡ ይስርሑ እዮም። ካብ ቦታ ናብ ቦታ፣ ካብ ሃገር ናብ ሃገር ፣ካብ ከባቢናብ ከባቢ ድማ ይፈላለዩ እዮም። ንስኩም ከ ኣርቴክቸር ህንፃ ስራሕን ትፈልጡ ዶ?

ጥበብን ባህልን ኣብ ዓለም ከከም ኣቀማምጣኡ፣ ከከም ሃገሩ፣ ከከም ሃይማኖቱ፣ ክፈላለ ይኽእል እዩ። ብሓፈሻ ጥበብን ባህልን ንሓደ ህዝቢ መሰረታዊ መግለፂኡ ክኸዉን ይኽእል እዩ። ብዝተፈላለየ ዓይነታት ኣከባብራ ድማ ይግለፅ። ንስኹም ኸ ባህልን ጥበብን ንሓደ ህዝቢ ክገልፅ እዩ ኢልኹም ትሓስቡ ዶ ?

ትራንስፖትን ተሽከርከርትን ወዲ ሰብ ካብ ቦታ ናብ ቦታ ክቃሳቀስ እንተሎ ዝተፈላለዩ ዓይነት ስራሕቲ ከሳልጥ እንተሎ ዝጠቅሙ ካብ ዝኽእሉ ነገራት ሓደ እዩ። ዝተፈላለዩ ዓይነት ትራንስፖርትን ተሽከርከርትን ክጥቀም ይክእል እዩ። ንስኩም ከ እንታይ እንታይ ዓይነት ተሽከርከርቲ ትራንስፖርት ትጥቀሙ?

መስተታት ወዲ ሰብ ክወስዶ ካብ ዝክእል ነገራት ሓደ ኮይኑ እዚ ድማ ንመዝናነይ መልክዕ ይጥቀመሎም እዩ። ዝተፈላለየ ዓይነታት መስተታት ድማ ኣለው። ዝተፈላለዩ ኣሰራርሓ ድማ ክስርሑ ይክእሉ እዮም። ካብ ዓዲ ናብ ዓዲ ካብ ቦታ ናብ ቦታ ድማ ይፈላለዩ እዮም። ንስኩም ከ መስተታት ትጥቀሙ ዶ?

ስፖርማርኬት ኣቕሓ ኣብ ስፖርማርኬት እንጥቀመሉ ኣቕሓ ኮይኑ ዝተፈላለየ ዓይነታት ኣሰራርሓ ክህልይዎ ይኸእሉ እዮም። ዝተፈላለዩ ዓይነታት ናይ ስፖርማርኬት ኣቕሓ ድማ ኣለው። ካብ ከባቢ ናብ ከባቢ ድማ ይፈላለዩ እዮም። ንስኩም ኸ እንታይ ዓይነት ናይ ስፖርማርኬት ኣቕሓ ትፈልጡ?

ትምህርቲ ብጣዕሚ ጠቀምቲ ካብ ዝኮኑ ነገራት ሓደ ኮይኑ ዝፈልጦን ክትማሓይሽ ዘይትፈልጦ ምድማ ንክትፈልጥ ዝገብር ነገር እዩ፡፡ ቡዝሕ ናይ ዓይኒታት ፍልፍል ፍልጠት ክህልዉ ይክእሉ እዮም እዚ ድማ ንትምህርቲ ብጣዕሚ ጠቃሚ ክህልዩ ይክእሉ እዮም፡፡ ትምህርቲ ብጣዕሚ ጠቃሚ ካብ ምኮኑ መንግስቲ ዝለኦኣለ ቆላሕታ ሂቡ ይሰርሐሉ ኣሎ። ንስኩም ከጠቃሚ ምካኑ ትሓስቡ ዶ?

ጥበብን ባህልን ንሓንቲ ሃገር ዝለዓለ ረብሓ ኣለዋ፡፡ እዚ ድማ ኣብ ዓለም ንክተፋልጥን ባዕላ እታ ሃገር ኣብ ዓለም ንክትረአን ከግብራ ይክእል እዩ፡፡ ዝተፈላለዩ ዓይነት ጥበብን ባህልን ክህልዩ ይክእሉ እዮም፡፡ በቢሃገሩ ድማ ይፈላለዩ ንስኩም ከ ጥበብን ባህልን እንታይ ማለት ምካኑ ትፈልጡ ዶ?

ቤት ምግብን መስተን ንወዲሰብ ጠቐምቲ ካብ ዝበሃሉ ነገራት ሓደ ኮይኑ ወድሰብ ንኽምገብ ንኽሰትን ዝተፈላለዩ ስራሕቲ ንኸሳልጥን የኽእል እዩ፡፡ ዝተፈላለዩ ዓይነታት ቤት ምግብን መስተን ኣለዉ፡፡ ዝተፈላለዩ ዓይነት ምግብን መስተን ድማ ይቐርቡ እዮም፡፡ ንስኹም ከ እታይ እንታይ ዓይነት ምግብን መስተን ትፈልጡ?

ሕርሻን ግብርናን ዝተፈላለየ ንዓይነታት ስራሓቲ ዝሳለጠሎም ነገር ኮይኑ ዝተፈላለየ ዓይነት ምህርቲ ድማ የምርት። እዚ ድማ ንዕብየት ሓንቲ ሃገር ዝላዓለ ረብሓን ጠቕምን ኣለዎ። ወዲ ሰብ ብሕርሻን ግብርናን ብምስላጥ ፍልፍል ኣታዊኡ ክረክብ ይኽእል እዩ። ንስኹም ከ ሕርሻን ግብርናን ጠቓሚ እዩ ኢልኩም ትሓስቡ ዶ?

ተፈጥሮን ኣከባብን ኣብ ከባቢና ዘለዉ ተፈጥሮኣውን ኣካባብታት ዘለዉ ዝገልፅ ነገር እዩ፡፡ እዚ ድማ ብተፈጥሮ ዝተፈጠረ እዩ፡፡ ዝተፈላለዩ ዓይነት ተፈጥሮ ኣከባብታትን ኣለዉ፡፡ በብከባቢኡ በብሃገሩ በብቦትኡ ድማ ይፈላለዩ እዮም፡፡ ንስኹም ከ ታይ ዓይነት ተፈጥሮን ኣከባብን ትፈልጡ?

መጋየፅን መማላኽዕን ወዲ ሰብ ካብ ዝጥቀመሎም ነገራት ሓደ ኮይኑ ብዝተፈላለየ ዓይነት ዋጋ ብምውፃእ ዝተፈላለየ ዝተፈላለየ ዓይነት መመላክዕን መጋየፅን ይገዝእ እዩ። እዚ ድማ ወዲ ሰብ ዘለዎ መልክዕ ንምጉላህ ዝጥቀመሉ እዩ። ዝተፈላለየ መጋየፂ ዝተፈላለየ ዋጋ ይገዝእ እዩ። ንስኩም ከ እንታይ እንታይ መጋየፅን መመላክዕን ገዚኢኩም ትፈልጡ?

ቤት ምግብን መስተን ወዲ ሰብ ካብ ዝግልገለሎም ነገራት ሓደ ኮይኑ ብዝተፈላለዩ ምግብን መስተን ይጥቀመሉ እዩ ።ዝተፈላለዩ ዓይነታት ምግብን መስተ ድማ ኣለው። በቢ ከባቢኡ ኣሰራርሓን ምግብን መስተን ክፈላለይ ይክእል እዩ፡፡ ንስኩም ኸ እንታይ እንታይ ዓይነት ቤት ምግብን መስተን ኣለው ኢልኹም ትሓስቡ?

ሕጊ ኣኽበርቲ ሕጊ ንኽኽበር ዝገብሩ ኣካላት ኾይኖም ንዕብየት ሓንቲ ሃገር ዘረጋግፁ ኣካላት እዮም፡፡ ዝተፈላለዩ ዓይነታት ሕጊ ኣኽበርቲ ኣለው፡፡ ዝተፈላለዩ ዓይነታት ሕጊ ኣኽበርቲ ብምህላዮም ሰላም ንኽሰፍን ድማ ይገብሩ፡፡ ንስኹም ከ ሕጊ ኣኽበርቲ ጠቐምቲ እዮም ኢልኹም ትሓስቡ ዶ?

ሃይማኖት ንወድሰብ ክገልፅ ካብ ዝኽእል ነገር ሓደ ኮይኑ እዚ ድማ ወድሰብ ምስ ፈጣሪኡ ብቐጥታ ከግንየሉ ዝኽእል ነገር እዩ። እዚ ድማ ወዲ ሰብ ካብ ፈጣሪኡ ፀልዩ ዝተፈላለየ ዓይነት ነገራት ክረክብ ይኽእል እዩ። ኣብ ዓለምና ዝተፈላአዩ ዓይነታት ሃይማኖት ኣለዉ። ንስኹም ከ እንታይ እንታይ ዓይነት ሃይማኖት ትፈልጡ?

መሰረታዊ ልምዓት ክማላእ ካብ ዝግባእ ነገራት ሓደ እዩ ፡፡እዚ ድማ ልምዓት ቀንዲ ዕማምናይ መንግስቲ ይከዉንዝተፈላለዩ መሰረታዊ ልምዓት ክህልሉ ይክእል እዩ፡፡ ካብ ቦታ ናብ ቦታ ድማ ክፈላለይ ይክእል እዩ እስካዕ ሕዚ ዝተፈላለዩ ዓይነታት ልምዓት ተሰሪሐሙን ተሳሊጠሙን እዮም ንስኩን ከ መሰረታዊ ልምዓት ጠቃሚ እዩ ዶ ትብሉ?

ሱፐር ማርኬት ኣብ ሱፐር ማርኬት እንግልገለሎም ዓይነታት ኣቑሑ እዮም። ዝተፈላለዩ ናይ ሱፐር ማርኬት ኣቑሑ ድማ ክህልዩ ይኽእሉ እዮም። ካብ ዝተፈላለዩ ዓይነታት መሳርሒ ድማ ክስርሑ ይኽእሉ እዮም። በብቦትኡ በብከባቢኡ ድማ ክፈላለዩ ይኽእሉ እዮም። ንስኹም ከ እንታይ እንታይ ዓይነት ናይ ሱፐር ማርኬት ኣቑሑ ትፈልጡ?

ኣርማ ንሓደ ውልቀ ሰብ ትካል ሃይማኖት ዝተፈላለዮ ዓይነታት ማሕበረ ሰብ ክገልፅ ካብ ዝኽእሉ ነገራት ሓደ ኾይኑ ከከም ከባብኡ ከከምሃገሩ ክፈላለ ይኽእል እዩ፡፡ ዝተፈላለዩ ዓይነታት ኣርማ ድማ ኣለዉ፡፡ ንስኹም ከ እንታይ እንታይ ዓይነት ኣርማ ትፈልጡ?

ትምህርቲ ንሓንታ ገር ዘለዓለ ራውኃንጠምን ኣለዉ በብሃገሩ ድማ ዝተፈላል ዓይንታተውሃባ ትምህርቲ ክህሊ ኽእል እዩ። ብሓፍሻ ትምህርቲ ኣብ ሓንታ ገር ዕቤት ዘለዓል ግደ ኣለዉ ዝተፈላለይ ዓይንት ኣወሃባ ትምህርቲ ድማ ክህሊ ኽእል እዩ ንስኹምካ ኣብ ዕቤት ገር ትምህርቲ ጠቓሚ እዩ ኢልኹም ተሓስብዶ?

ሕርሻን ግብርናን ሓንቲ ሃገር ጠቐምቲ ካብ ዝባሃሉ ነገራት ሓደ እዩ፡፡ እዚ ድማ ኣብ ዕቤት ሓንቲ ሃገር ብጣዕሚ ዝለዓለ ግደ ኣለዎ፡፡ ተፈላለየ ዓይነታት ሕርሻን ግብርናን ኣለዉ፡፡ ዝተፈላለዩ ዓይነታት ምህርቲ ድማ የምርቱ ንስኹምከ ታይ ዓይነት ሕርሻን ግብርናን ትፈልጡ?

ዜና ኣብ ዓለም ዝተኻየደን ዝተሳለጠን ምግላፅ ዝጠቅም ኾይኑ ዝተፈላለዩ ዓይነታት ዜና ክህልዩ ይኽእሉ እዩም፡፡ ኣብ ሃገርና ዜና ንሕብረተ ሰብ ዝለዓለ ረብሓ ኣለዎ፡፡ ኸምኡውን ዝተፈላለየ ኣካል ማሕበረ ሰብና ብጣዕሚ ጠቓሚ እዩ፡፡ ዜና ዕለታዊ ምንቅስቃስ ወዲ ሰብ ንምሕባር ይጠቅም፡፡ ንስኹም ከ ዜና ትከታተሉ ዶ?

እፀዋት ወዲ ሰብ ብተፈጥሮ ካብ ዝተዓደሎም ነገራት ሓደ ኾይኑ ዝተፈላለዩ ዓይነታት ረብሓ ኣለዎም፡፡ ንሳቶም ውን ከም መድሓኒት ንምግብነት ንዝተፈላለዩ ንመፅለልን ክንጥቀምሎም ንክእል ኢና፡፡ እፀዋት ኣብ ዕብየት ሓንቲ ሃገር ዝለዓለ ግደ ኣለዎም፡፡ ንስኹም ከ አንታይ አንታይ ዓይነት እፀዋት ትፈልጡ?

ጶሎቲካ ኣብ ዕብየት ሓንቲ ሃገር ዘለ ዓለ ረብሓ ኣለዎ ዝተፈላለያ ዓይንታት ሰባት ንናይባዕሎም ዓይነት ረ ያኸብ መሓይሹ ይዂእሉ እዮም። ዝተፈላለይ ዓይነተ ገላልጻ ድማ ኣለዎ እዙይ ድማ ኣብ ዕቤት ሓንቲ ሃገር ዘለዓለ ረውኃ ንክህልዮ ይገብር እዩ ።ንስም ጶሎቲካ ረውኃ ኣለዎ ኢልኹም ተሓስቡዶ?

ኣትክልትን ኣሕመልትን ዝተፈላለዩ ዓይንታት ጥቕሚ ኣለዎም ወድሰብ ጠቐምቲ ከብ ዝብሃሉ ነገራት ሓደ እዩ አብሕርሻ ድማ ይምረት ገባራት ነዚይኦምን ካልኦትን ብምምራት ዝተፈላለዩ ዓይንታት ጥቕሚ ይረኽቡ ዝተፈላለዩ ዓይንታት ኣትክልትን ኣሕምልትን ብምምጋብ ካብ ሕማም ንከላኸል ንክእል ኢና ን ስኹም ከ ንታይ እንታ ዓይነት ኣትክልትን ኣሕምልትን ትፈልጡ?

ሕርሻን ግብርናን ኣብ ዓድና ኣዚዮም ጠቐምቲ ካብ ዝብሃሉ ነገራት ሓደ ኾይኑ ሰማንያ ሚኢታዊ ዝኣክል ማሕበረ ሰብና ካብዙይ ዝመሓደር እዩ፡፡ ዝተፈላለየ ዓይነታት ምህርታት ድማ የምርት፡፡ በዙይ ድማ ብዙሐ ህዝብን ማሐበረ ሰብን ተጠቃማየ ይኸውን፡፡ ንስኹም ከ ንሕብረተ ሰብና ሕርሻን ግብርናን ጠቓሚ እዩ ዶ ትብሉ?

ሙዚቃ ንወዲ ሰብ መዘናግዒ ካብ ዝጠቐሙ ነገራት ሓደ ኾይኑ ዝተፈላለየ ዓይነታት ሙዚቃ ድማ ኣለዉ፡፡ ዝተፈላለያ ዓይንት ናይ ሙዚቃ መሳርሕታት ተጠቐምካ ዝስራሕ ኾይኑ ንወዲ ሰብ ብጣዕሚ ካብ ዘዘናግዑ ነገራት ሓደ እዩ፡፡ ኣብ ሃገርና ዝተፈላለዩ ዓይነታት ሙዚቃ ኣለዉ፡፡ ንስኹም ከ እንታይ ዓይነት ሙዚቃ ትፈልጡ?

ትምህርቲ ወዲ ሰብ ሓድሽ ነገር ዝፈልጠሉ ዘለዎ ፍልጠት ዘሓይሸሉ ነገር እዩ፡፡ ተፈላለዩ ዓይነት ናይ ትምህርቲ ኣወሃህባ ኣለዉ፡፡ ተፈላለዩ ነገራት ድማ ትምህርቲ ኽህቡና ይኽእሉ እዮም፡፡ ካብ ዝተፈላልዩ ነገራት ክንረክብ ንኽእል ኢና ንስኹም ከ ትምህርቲ ካብ ምንታይ ይርከብ ኢልኩም ትሓስቡ?

ናይገዛን ቢሮን ኣቕሑ ኣብ ገዛን ኣብ ቢሮን ክል ካብ ዝኽሉ ኣንታት ኣቕሑ እዮም ዝተፈላለ ዕንታት ናይገዛን ናይ ብሮን ኣቝሑ ኣለዉ ካብዝተፈላለ መሣራሕታት ድማ ይሥርኁ እዮም። በብኸባብ ብቦቦቱን ድማ ይፈላልዩ እዮም ንሱኾምእንቲ ዒይንት ናይገዛን ናይ ቢሮን ኣቝሑ ትፈልጡ?

ትራንስፖርትን ተሽከርከርትን ኣብ ዕብየት ሓንቲ ሃገር ወሳኒ እዩ፡፡ እዙይ ድማ ወዲ ሰብ ካብ ናብ ቦታ ንኽንቀሳቐስ ዝተፈላለየ ዓይነታት ስራሕቲ ከሳለጥን ብጣዕሚ ዝለዓለ ረብሓ ኣለዎም፡፡ ንስኹም ከ ትራንስፖርትን ተሽከርከርትን ኣብ ዕብየት ሓንቲ ሃገር ጠቓሚ እዩ ኢልኩም ተሓስቡ ዶ?

መፋለጢ ሓደ እትካል ዝተፈላ ለዮ ዓይንታት ሥራሕቲ ሠርሖም ዘምርቶም ይኹን ኻልኦት ነገራት ዘካይዶም ሥራሕቲ ንምፍላጥ ዝጠቅምኾይኑ ዝተፈላ ለዮ ዓይንታት መፋለጢ ኽህልዩ ይኽእሉ እዮም ዝተፈላለዩ ሰባት ድማ ኽፋለጥ ይኽእል እዮ ንስኹም ከእንታይ እምታይ ዓይነት መፋለጢ ትፈልጡ?

መሣርሕ እለታዊ ምንቀሥቃስ ወዲ ሰብ ንምክያድ ካብ ዝጥቆምሎም ነገራት ሓደኾይኑ ኣብ ዓለም ዝተፈላለዩ ዓይንታት መሣርሒ ክህልዩ ይኽእሉ እዮም ።እዝ ድማ ወድ ሰብዕለታዊ ምንቀሥቃስ ናውርኡን ምስላጥ ዝጥቆምሎም ነገራት እዩ ካብ ዝተፈላለዩ ነገራት ክሥርኁ ይዂእሉዩ እዮም ወዲ ሰብ ቃዕሚ ጥቀመሎም ንስኹም ከንታይ እንታይ ኣይነት መሳርሒ ትፈልጡ?

ጕዕዞን ቱርዝምን ስደትን ንወዲ ሰብ ኣብ ዓለም ክነብር ከሎ ካብ ዘሳልጦም ነገራት ሓደ እዮም፡፡ ጕዕዞ ማለት ወዲ ሰብ ኻብ ቦታ ናብ ቦታ እንትንቀሳቀስ ዘካይዶ እዩ፡፡ ቱርዝም ድማ ሓድሽ ነገር ንኽፈልጥ ዝንቀሳቀሶ እዩ፡፡ ስደት ማለት ዕለታዊ ምንቅስቃስ ናብርኡ ንኸማሓይሽ ዘሳልጦ እዩ፡፡ ንስኹም ጕዑዞን ቱርዝምን ስደትን ኣካይድኩም ትፈልጡ ዶ?

መጽሕፍትን ጋዜጣን ንወዲ ሰብ ጠቐምቲ ካብ ዝብሃል ነገራት ሓደ ኾይኑ ዝተፈላለዩ ዓይነታት መጽሕፍትን ጋዜጣን ክህልዩ ይኸሉ እዮም። እስካዕ ሕዚ ኣብ ሃገርና ዝተፈላለዩ ዓይንታት መጽሕፍትን ጋዜይጣን ተሰሪሖምን ተመሪቶምን እዮም። ንስኹም ከ እንታይ እንታይ ዓይነት መጽሕፍትን ጋዜጣን ትፈልጡ?

ባንዴራ ንሓንታ ገር ንሓንቲ ክልል ክፈሊካብ ዝኸል ነገራት ሓደኾይኑ ውስተፈላለይ ዓዕንታት ባንዴረ ኣለዉ ብብሃገሩ በብክሉሉ ብማ ኽፈላለዩ ይኽእሉ እዮም እዝ ድማ ኣብ ዓለም ንሓንታ ገር ክፈሊ ይኽእል እዩ ።ትፈላለዮ ኣዓዕንታት ባንዴረ ኣለዉ ንስኹምካ እንታይ እንታይ ዕነት ባንዴራ ትፈልጡ?

ታሪክን ተፈጥሮን ብዛዕባ ሓደ ታሪኽን ብዛዕባ ናይ ታሪካዊ ቦታታትን ዘለዎም ምትእስሳር ዝገለፅኾይኑ ዝተፈላለየ ዓየነታት ታሪኽ ኣብ ዝተፈላለዩ ተፈጥሮኣዊ ቦታ ኽፍጾሙ ይኽእሉ እዮም፡፡ እስካዕ ሕዚ ድማ ዝተፈላለየ ታሪኽ ኣብ ዝተፈላለዩ ቦታታት ተፈፂሞም እዮም፡፡ ንሱኹም ከ እንታይ ዓይነትታሪኽ ኣብ እንታይ ቦታ ትፈልጡ?

መጋያ ጽተቐምቲካዊ ዝኾኑ ነገራት ሓደ ኾይኑ ወዲ ሰብ ሎ መልከዕድ መጕላህን ዝተፈላለዮ ዓይነት መጋየፅታት ይጥቀም እዩ ዝተፈላለዩ ዓይነት መጋየጽ ድማ ኣለዉ ኣብ ሃገርናን ኣካብ ሃገርናን ወፃ ዝተፈላለዮ ዓይንታት መጋይ ዝተጠቀምቲ ሰባት ኣለዉ ንስኹም ከእንታይ እንቲ ዓይነት መጋየፂ ትጥቀሙ?

ትራንስፖርትን ተሽከርከርትን ዕለታዊ ምንቅሥቃስ ወዲ ሰብ ካብ ዘሳልጡ ነገራት ሓደ ኾይኑ ዝተፈላለየ ዓይነታት ትራንስፖርትን ተሽከርከርትን ክህልዩ ይኽአሉ፡፡ ዝተፈላለዩ ዓይነታት ኣሰራርሓ ተራንስፖርትን ተሽከርከርትን ድማ ኣለዉ፡፡ ኣብ ሃገርና ብዙሓት ትራንስፖርትን ተሽከርከርትን ክህልዩ ይኽአሉ እዮም፡፡ ንስኹም ከ ትራንስፖርትን ተሽከርከርትን ጠቐምቲ እዮም ኢልኹም ተሓስቡ ዶ?

ታሪኽን ተፈጥሮን ፣ኣብ ሓድ ተፈጥራዊ ቦታ ዝተኻየደ ዝተኸሰተ ነገር ምምኅባር ንጥቆምሉ ነገር ኾይኑ ዝተፈላለዩ ዓይነታት ታሪኽ ኣብ ዝተፈላለዩ ዓይነታት ቦታ ኽፍጸም ይኽእል እዩ። ዝተፈላለዩ ነገራት ድማ እስካብ ሕዚ ተፈጺሞም እዮም። ንስኹም ከ እንታይ እንታይ ዓይነትን ታሪኽ ን ተፈጥሮን ትፈልጡ?

ገዛን መንበርን ወዲ ሰውድ ክነብር ካብ ዘልዩ ነገራት ሓደ ኾይኑ ካብ ዝተፈላለዩ ነገራት ይከላኸልዎ ንሳቶም ድማ ካብ ፣ፀሓይ፣ ቝሪ፣ ዘናብ ፣ከሙን ኻልኦትን ነገራት ይከላኸለሉ እዮም ከከም ካባቢኡ ድማ ዝተፈላለዩ ዓይንታትኣሠራርኃ ኣለዉ ንስኹም ከእንታይ እንታይ ዓይን ኣትገዛ ሠራርኃ ትፈልጡ?

ጫማ ንወዲ ሰብ ጠቓምቲ ካብ ዝብሃሉ ነገራት ሓዶ ኾይኑ ወዲ ሰብ ዕለታዊ መነባብሩኡ ንምምላእ እግሩ ሓደጋ ኸይበፅሖ ዝከላኸለሉ ቐንዲ መሳርሒ እዩ፡፡ ዝተፈላለዩ ዓይነታት ጫማ ክህልዩ ይኽእሉ እዮም፡፡ ንስኹም ከ ጫማ እዙይ ጠቓሚ ኢልኹም ተሓስብ ዶ?

ባህላዊ ሕክምና ብሉሙድ ካብ ዝወሃቡ ዓይነታት ሕክምና ሓደ ኾይኑ ደቀ ሳባት ኣብ ከባቢኦም ኣብ መንበር ገዝኦም ብባህላዊ ዝሕከምዎ ዓይንታት ሕክምና እዩ። ዝተፈላለዩ ዓይነታት ሕክምና ኽህልው ይኹእሉ እዮም። ካብኣቶም ባህላዊ ሕክምና ሓደ እዩ። ንስም ከ እንታ ዓይነት ባህላዊ ሕክምና ትፈልጡ?

ስራሕ ንወዲ ሰብ ጠቐምቲ ካብ ዝብሃሉ ነገራት ሓደ ኾይኑ ዝተፈላለዩ ዓይነታት ስራሕ ኣለዉ፡፡ እዙይ ድማ ዕለታዊ ምንቅስቓስ ወዲ ሰብ ከማልዎም ካብ ዝግባእ ነገራት ሓደ ኾይኖም ወዲ ሰብ ንኽነብር ካብ ዘድልየዎ ነገራት ሓደ እዩ፡፡ እዙይ ድማ ወዲ ሰብ ቆላሕታ ገይሩ ይሰርሓሉ እዩ፡፡ ስራሕ ጠቓሚ እዩ ኢሉኹም ትሓስቡ ዶ?

ናይ ገዛን ናይ በርኻን እንስሳት ብሓፈሻ እንስሳት ኮይኖም ናይ ገዛ ኣብ ከባቢ ገዛ ዝርከቡ ኾይኖም ምስ ወዲ ሰብ ዝተላመዱ እዮም፡፡ ናይ በርኻ እንስሳት ድማ መብዛሕቲኡ ጊዜ ኣብ በረኻ ዝርከቡ እዮም፡፡ ዝተፈላለዩ ዓይነታት ናይ ገዛን ናይ በርኻን እንስሳት ኣለዉ፡፡ ንስኹም ከ እንስሳት እዚኦም ትፈልጡዎም ዶ?

መፋለጢ ማለት ሓደ እትካል ሠርሖ ኣውሽውጢ ዘንቀሳቐሱ ዝተፈላሊየ ሥራሕትን ከይድታትል ምፍላጥ ንጥቆመሉ እ። ብስተፈላለዩ ዓይነታት ሰባት ድሪጅታት ከምውን ቲካላት ክፋለጥ ይኽእል እዩ ኣብ ዓለምና ዝተፈላለዩ ዓይነታት መፋለጢ መንገድታት ኣለዉ ንስኹም ከእንታይ ንታይትፈልጡ?

ሙዚቃ ንወዲ ሰብ ኣዝዙዮም ካብ ዝጠቕሙ ነገራት ሓደ ኾይኑ ዝድማ ካብ ዘለዎ ጭንቀት ካብ ዘለ ዝተፈላለዩ ዓዕንታት ክህውፅ ካብ ዝኽል ነገር ሓደ እዩ ሙዚቃ በብቦቱኡ በብ ከባብኡ በብ ሃጐሩ ይፈላለ እዩ ንሱኹምከ ሙዚቃ ትፈትዉዶ?

ፀጕሪ ካብ ኣካልተፈጥሮ ሓደ ኾይኑ ዝተፈላለዩ ዓይነታት ጸጕሪ ኣለዉ፡፡ ኣብ ወዲ ሰብ ድማ ኣብ ዝተፈላለየ ክፍሊ ኣካላት ሰውነት ክቦቁል ይኽእል እዩ፡፡ ፀጕሪ ብፍላይ ንደቂ ኣንትዮ ዝለዓለ ተጠማትነት ንኽህልየን ይገብረን እዩ፡፡ ዝተፈላለዩ ዓይነታት ፀጕሪ ኣለዉ፡፡ ሓጺር ክክኑ ይኽእል ነዊሕ ክኸውን ይኽእል፡፡ ጸጕሪ ጠቓሚ ኢልኹም ተሓስቡ ዶ?

መዝናነይ ቦታ ወዲ ሰብ ኣካሉ ንኸፍታሕትሕን ዝተፈላለይ ምዝንጋዓትንኸካይድን ካብ ዝኸድሎም ቦታታት እዩ፡፡ ኣብ ዓለምና ዝተፈላለዩ መዝናነይ ቦታታት ኣለዉ፡፡ ብጣዕሚ ሳሓብትን ደስ በሃልትን ድማ እዮም፡፡ ንስኻትኩም ከ እንታይ እንታይ ዓይነት መዝናነይ ቦታ ትፈልጡ?

ኣርማን ሓደ ትካል ሃጋር ክልል ይዂድ ተፈላለዩ ነገራት መፍለይ ንንጥቆመሉ ንኽእን ኢና ዝተፈላለዩ ዓይንታት ኣርማ ክልየ ይኽእሉ እዮም ኣብ ዓለም ዝተፈላለዩ ዓይንታት ኣርማን ዝተፈላለዩ ነገራት ምፍላይ ይንጥቆሞሉ ንስኾምሓንታይ እንታይ ዓይነት ኣርማ ትፈልጡ?

ምግቢ ወዲ ሰባት ጥቐምቲ ካብ ዝበሃሉ ነገራት ሓደ ኾይኑ ወዲ ሰብ ንክነብርን ዕለታዊ ምንቅስቃስ ናብርኡ ንኽመርሕን ካብ ዘኽእሉ ነገራት ሓደ እዩ፡፡ ተፈላለዩ ዓየነታት ምግቢ ክህልዩ ይኽእሉ እዮም፡፡ ወዲ ሰብ ብዘይምግቢ ኽነብርን ክንቀሳቐስን ኣይኸልን፡፡ ንሱኹም ከ ምግቢ ታይ ዓይነት ጥቕሚ ኣለዎ ኢልኹም ተሓስቡ?

ቤት ምግብን መስተን ወዲ ሰካብ ዝጥቀሙሎም ነገራት ኮይኑ ዝተፈላለዩ ዓይንታት ምግቢ ዝተፈላለዩ ዓይንታት መስተካብ ዝቖርቦ ኣሎም ቦታታት እዩ ዝተፈላለዩ ዓይንት ቤት ምግብን መስተን ድማ ኣለዉ ዝተፈላለዩ ምግቢ ድማ ወዲ ሰብ ይምገበሎም መስተውን ይሰትየሎም እዩ ንስኹምካ እንታይንታይ ዓይንት ቤት ምግን መስተን ትፈልጡ?

ናይ ገዛን ቢሮን ኣቕሑ ኣብ ገዛን ኣብ ቢሮን እንግልገለሎም ዓይነታት ኣቅሓ ኾይኖም ካብ ዝተፈላለዩ ነገራት ክስርኁ ይኽእሉ እዮም። ምስ ዝተፈላለዩ ዓይነታት ናይ ገዛን ቢሮን ኣቕሑ ድማ ክህልው ይኽእሉ እዮም። ብዝተፈላለዩ ነገራት ድማ ኽስርሑ ይኽእሉ እዮም። ንስኹም ከ እንታይ እንታይ ናይ ገዛን ቢሮን ኣቕሑም ትፈልጡ?

ዜና ንወዲሰብ ኣ ዓለም ዝተፈጠረ ነገር ዝኅብሪ ኾይኑ ዝተፈላለየ ዓይንታት ዜና ኣለዉ ብዝተፈላለዩ ነገራት ድማ ይመኃላለፍ ኣብ ዓለም ዝተፈላለዩ ዐይንታት ዜና ይፍጠሩን ይመኃላልፉን እዮም ዝተፈላለይ ዓይንታት ዜና ምህላው ንወዲ ሰብ ሓድሽ ነገር ንኽፍልጥ የኸእሉ እዮም ንሱ ኸምዃእንታ ዓይነት ዘይና ትፈልጡ?

ቤት ምግብን መስተን፡- ምግቢ መስተ ኸምኡውን ተፈላልዮ ነገራት ክንረኸወሎም ካብ ዝኽእል ቦታታትሓደ ኾይኑ ደቂ ሰባት ናብ ቤት ምግብን መስተን ብዋናነት ንኽምገቡን ንኽሰቱዩን ይኸዱ፡፡ ተፈላለዮ ዓይነት ምግብን መስተን ድማ ይረኸቡ ንስኹም ከ እንታይ እንታይ ዓይነት ቤት ምግብን መስተን ትፈልጡ?

ተፈጥርን ከባብና ሓደ ከባቢ ብተፈጥሮ ዝተፈጠሩ እዮ። እዝ ንማ ፈጣሪ ብቐታ ባዕሉ ዝፈጠሮምን ናይ ሠራሕትን ዝኾኑ እዮም። ዝተፈላለዩ ዓይን ተፈጥሮን ከባብን ኣለዉ ዝተፈላለዩ ዓይነት ተትቦታት ድማ ኣለዉ ዝተፈላለዮ ዓይን ተ ፈጥሮን ከባብን ብፈጣሪ ዝተፈጠሩ ኣለዉ ንስኹም ክንንቲ ኣኤንተፈጥሮን ከባብን ትፈልጡ።

ፋሽን ሓደ ውልቀ ሰብ ክኽተሎም ካብ ዝኽል ነገር ሓደ እዩ፡፡ እዚ ድማ ነቲ ውልቀ ሰብ ክገልጽዎ ኻብ ዝኽአሉ ነገራት ሓደ እዩ፡፡ ኣብ ዓለምና በብኸባቢኡ፣ በብቦቱኡ፣ በብሃገሩ ዝተፈላለዩ ዓይነት ፋሽን ተኸትልቲ ሰባት ኣለዉ፡፡ ንስኹም ከ ፋሽን ጠቓሚ አዩ ኢልኹም ትሓስቡ ዶ?

እፁዋት ኣካል ተፈጥሮ ኾይኖም ንወዲ ሰብ ከ ምግብነት መድኃኒት ኾይኖም የገልግሉ ዝተፈላለይ ዓየንታት እጽዋት ኣለዉ ብብሃገሩ ብብቦቱ ብብከባብኡ ድማ የርከዉ ዝተፈላ ለይ ዓይንታት እጽዋት ብምህላዮም እዙይ ጠዕም ጠቓሚ እዩ ተፈጥሮ ድማ ንርኸ ንስም እፅዋት ጠቐምቲ እዮም ኢልኹም ተሓስዉዶ?

ስፐር ማርከት ኣቕሑ ኣብ ከይዲምሻጥን ምግዛእን ዝጠቕሙ ኣቕሑ ኾይኖም ብዝተፈላለዩ ነገራት ክሥርሑ ይኽእሉ እዮም፡፡ ካብ ዝተፈላለዩ ዓይነታት ኣቕሑታት ድማ ኽሥርሑ ይኽእሉ እዮም፡፡ ኣብ ሃገርና ዝተፈላለዩ ዓይነታት ስፐርማርከት ኣቕሑ ኣለዉ፡፡ ንስኹም ከ እንታይ እንታይ ዓይነት ስፐር ማርከት ኣቕሑ ትፈልጡ?